ኣብ ኢትዮጵያ ኦርቶዶክስ እምነት ተኸተልቲ ሓደ ነገር ዝተለመደ ተግባር ኣሎ። እዚ ድማ ኣብ ሓደ ሓደ ቦታታት ይኹን ኣብቲ ሃገር ብሰፊሑ ተላበድቲ ሕማማት እንትረኣዩ ናይ ታቦት ምዛርን ምህለላን ዕጣን ምቅጣንን እዩ።

እዚ ጥንታዊን ታሪኻውን ቦታ ክንደይ ጽብቕቲ እያ! እቲ ኣብቲ ዝተቐርጸ መስኮት ዕንጨይቲ ዝለበሰ ሰብኣይ ንሰላምን ምስጢርን ዝሕሉ ይመስል። ጥንታዊ ስነ ህንጻ ብዛዕባ ታሪኽ ዘመናት ይዛረብ። እዚ ዘገርም ህንጻ ኣበይ ይርከብ?

ሓደ ህፃን ጨጉሪ ርእሱ ይኽርከም ኣሎ፡፡ እቲ ተኸርኪምዎ ዘሎ ስታይሉ ከም ፓንከር ዝመስል እዩ፡፡ እዚ ስታይል ብወለድና ፅዩፍ ዶ ኣይኮነን እዩ?

እዚ ቤት ጽሕፈት እዚ ክንደይ ተራን ግብራውን ይመስል! እቲ ዓቢ ናይ ቤት ጽሕፈት ጠረጴዛ፡ ምስቲ ዝተበላሸወ መንበር፡ ንጽንዓት ስራሕ ይእምት። እዚ ቤት ጽሕፈት እዚ ክሳብ ክንደይ ስራሕ ዝበዝሖ እዩ?

ዝተፈላለዩ ዓይነት ኣሕምልቲ ገደና ማላት እውን ከም ኮሚደረ፣ ጉዕ በርበረ፣ ቀይሕ ሱር፣ ወዘተ ዝበሉ ብዓይነቶምን ብመጠኖምን ዝተፈላለዩ ዓይነታት ኣሕምልቲ እዮም፡፡ ዋጋ ዕደገኦም ብዝርዝር ዶ ተቀሚጡ?

ናይ ደጃዝማት ባልቻ ሆስፒታል ሩስያ ቀይሕ መስቀል ፅሑፍን ብሓፂን ዝተሰረሐ ርብራብን ሓፆርን ኣብ ውሽጡ ድማ ዓበይቲ ተክልታት ኣለው። እንታይ ኣገልግሎት ይህብ?

እዚ ቦታ እዚ እቲ ፍሉጥ ኢትዮጵያዊ ገዳም ደብረ ዳሞ ካብ ዝርከቡ ዓበይቲ እምባታት ፣ዝርከበሉ ምድረበዳ ክኸውን ይኽእል እዩ። ነዚ እምባ እዚ ምድያብ ክሳብ ክንደይ ከቢድ ምኾነ?

ፀርቁ ካብ ዓለባ ዓዲ ወፃኢ ኮይኑ ግን ብናይ ዓለባ ዓዲ ጥበብ ተጠሊፉ ዝርያ ዝኾነ ክዳን ዝተኸደነት መንእሰይ ንሪኢ ኣለና፡፡ ካልእ ክዳን ምስ ዓለባ ዓዲ ዝመጣጠን ግርማ ክህልዎ ይኽእል ዶ?

ደቂ ኣሸንዳ ጥልፈን ጌረን፣ ኣብ ማዓንጠአን ቆፅሊ ኣሸንዳ ኣሲረን ፣ ካብ ሃሪ ዝተሰርሐ ናይ ግምባር መእሰሪ ኣሲረን መቀነት ጌረን ኣለዋ ። እዘን ኣዋልድ ዝተቆነንኦ እንታይ ይበሃል?

ኣብ ትግራይ ከባቢ ገጠር ዕዱማት ደቂ ተባዕትዮ ንውራይ መርዓ እንጀራ ኣብ ጊባቦ ተሸኪሞም ተሰሪዖም እንዳከዱ እዮም። እዚ ባህሊ እዚ ደስ ዝብል ባህሊ እዩ።

እዚ ክሬምን ሃብታምን ኣቮካዶ ስሙቲ ንምእማኑ ዘጸግም ጥዑምን መንፈስካ ዘሐድስን ይመስል! ፍጹም ምትሕውዋስ ተፈጥሮኣዊ መኣዛታት ይመስል። ነዚ ስሙቲ ክሳብ ክንድዚ ረጒድን ጥዑምን ንኽኸውን እንታይ ዓይነት ቀመማት ይውሰኽ?

እዚ ኦም ማንጎ ምስ ፍረታት ዝመልአ ኣብ ተኽሊ ዘርኢ እዩ። እቲ ኣብ ቅድሚት ዘሎ ሰብኣይ ኣብ ኢዱ ፍረ ማንጎ ሒዙ ኣሎ፡ ገጹ ግን ተሸፊኑ ኣሎ። ከባቢኡ ብቀጠልያ ቆጽልን ተፈጥሮኣዊ ከባቢን ዝተሸፈነ እዩ።

እዚኦም ናይ እስፖርት ዝመስል ነገር ማልያታት ተኸዲኖም እዮም ዘለዉ ንኽጎዩ ዝተቐረቡ ይመስሉ ፡ ስሩዓት ጎየይቴ ግን ኣይኮኑ ን እንታይ'ዮም ?

እዚ ካብ ላዕሊ ዝተወሰደ እዩ። ኣብ ማእከሉ ጽርግያ ዝረአ ኮይኑ ኣብ ዙርያኡ ድማ ቀጠልያ ሳዕሪ ፋሕ ኢሉ ይርከብ። ብጸጋምን የማንን ሓያሎ ገዛውቲ ኣለዉ፤ ነዋሕቲ ገዛውትን ብዙሕ ደርቢ ዘለዎ ህንጻታትን ይረኣዩ። ኣብዚ እንታይ ዓይነት ህንጻታት ኣለዉ? እቲ ከባቢ እንታይ ይመስል?

ዓለባ ዓዲ ዝተኸደነት ገፃ ግን ዘይትርአ ጓል ኣነስተይቲ እኔቶ፡፡ ናይዚ ዕላማ ነቲ ክዳን ጥራሕ ንምፍላጥ እዩ፡፡ ከምዚ ዓይነት ምፍላጥ ኣብ ቲክቶክ ርኢኹም ዶ ትፈልጡ?

ኣድጊ ኣብዚ ሕዚ እዋን ዳርጋ ዘይሰርሖን ዘይፀዓኖን ነገር የለን ክብሃል ይክእል እዩ። ይኹን እምበር ኣድጊ ከምዚ ዝሰርሖ ስራሕቲ ሓደ ሓደ እዋን ነፃነት ሂቦም ከዕርፍዎ ይግባእ።

ኣብ ቤት ትምህርቲ ዝሰፈራ ተመዛበልቲ ኣብ ደገ መጐጐ ተኽለን እንጀራ ዝስንክታ ደቂ ኣንስትዮ ይርአያ ኣለዋ፡፡ ናይዞም ህዝቢ ናብራ ኣየሕዝንን ዶ?

ኣብዚ ናይ ቀደም ትሕዝቶ ስእሊ ዘለዎ ምስሊ ስድራቤት ባህላዊ ክዳን ተኸዲኖም ኣለው፡ እዚ ድማ ምልክት ምትእስሳር ስድራቤትን ባህላዊ ኩርዓትን እዩ። እዞም ሰባት ዝተኽደንዎ ባህላዊ ክዳን እንታይ ተባሂሉ ይፅዋዕ?

ዝምዛም ክፈፍ ዘለዎ ናይ ደቂ ኣንስቲዮ ክፍቲ ጫማ እኒሆ፡፡ እዚ ዝምዛም ነቲ ጫማ ፍሉይ መልክዕ ኣልቢስዎ ይርአ፡፡ ብኸምዚ ዓይነት ቀሊል ለውጢ ፋሽን ምፍጣር ከምዝከኣል ፈሊጥኩም ዶ?

ቢሮ፣ እርሳስ፣ መቐስን ካልኦትን ኣብ ሓደ ብታኒካ ኣምሳል ዝተሰርሐ መቐመጢ ኣትዮም ይርአዩ ኣለዉ፡፡ እዞም መሳርሒ ኣብኡ ምቕማጦም እንታይ ረብሓ ኣለዎ?

እዚ ቀይሕን ኣዝዩ ንጹህን ዕንጨይቲ ዘርኢ እዩ። ቅርጹ ንእሽቶ ጽማቝ ወይ ዕንጨይቲ ብርጭቆ መትሓዚ ይመስል። ኣብ ላዕሊ ቆፎ ዘለዎ ኮይኑ ኣብ ታሕቲ ድማ ጽኑዕ ቅርጺ ኣለዎ። እቲ ቅርጹ ዋላ'ኳ ቀሊል እንተኾነ፡ ኣብ ታሪኽ ዝጠሓለ ይመስል።

ኣብ ጎደናታት ዝረአ ትርኢት መዓልታዊ ህይወት ወኪል ሞባይል ገንዘብ ዘርኢን እዩ! እታ ሰበይቲ ኣብ ቅድሚ ሓንቲ ኣብ ወሰን ጽርግያ እትርከብ ንእሽቶ መደበር ኮፍ ኢላ። ኣገልግሎት ትህብ ከምዘላ ዘርኢ እዩ። ናይ ጎደና ንግዲ ዓማዊል ዶ ትረክብ ትኾን?

እዚ “ኢታ” ዝብል ቃል ዝተጻሕፈ ዓቢን ዝተዓጽፈን ኣርማ ዘርኢ እዩ። ኣብ ትሕቲ እቲ ኣርማ ብቋንቋ ኣምሓርኛ “ሃገራዊ በዓል መዚ ትምህርትን ስልጠናን” ዝብል ጽሑፍ ኣሎ። እዚ ሎጎ እዚ ንበዓል መዚ ትምህርቲ ምንጪ እቶት ምዃኑ ብኸመይ የርኢ?

ብጫ መለኸት ዝመስል ዕምባባታት ኣለዎ። ኣብ ብዙሕ ቦታታት ከም ስልማት ቁጥቋጥ ይጥቀሙሉ። እዞም ዕምባባታት እዚኣቶም ንህቢን ንኻልኦት ንህቢ ፖሊነተርን ይስሕቡ። እቶም ዝተርኣዩ ዕምባባታት እንታይ ቅርጺ ኣለዎም?

ናይ ፑል ኮዓሳሱ ኣብቲ ናይ ፑል ሜዳ ተበታቲነን ይርአያ ኣለዋ፡፡ ንምዃኑ ናይ ፑል ፀወታ ካብ ናይ ካራምቡላ ፀወታ ብምንታይ ይፍለ?

ጻዕዳ ዝተመቕለ መቀየሪ ኣየር ኣብ መንደቕ ተሰቒሉ ይርአ። እቲ ኣሃዱ ኣብ ትሕቲ ቆርቆሮ ኣብ ብጫ ዝተቐብአ መንደቕ ተሰቒሉ ኣሎ። እዚ መቀየሪ ኣየር ነቲ ክፍሊ ቀልጢፉ ከዝሕሎ ይኽእል ድዩ?

ሁለት ወንዶች እና አንድ ሴት ሲነጋገሩ ይታያል። ከሁለቱ ወንዶች አንደኛው ቆሞ ሲሆን ሌላኛው ደግሞ ጥቁር ልብስ የለበሰ መነፅር ያደረገ ወንድ ከሴቲቱ ጋር ተቀምጠው ይነጋገራሉ። እነዚህ ሰዎች ስለ ምን ሊነጋገሩ ይችላሉ?

ናይ ምድሪ ቴንስ ይፃወቱ ኣለዉ፡፡ እዚ ፀወታ ልክዕ ከም ናይ ጠረጴዛ ቴንስ ዝኣምሰለ ናይ ባዕሉ ራኬት ኣለዉ፡፡ ንምዃኑ ናይ መሬትን ጠረጴዛን ቴንስ ኣፈላላዮም እንታይ እዩ?

ኣብቲ ልሙዕን ልምሉምን ቦታ ጉልባብ ተኸዲነን ኮፍ ኢለን ዘለዋ ደቂ ኣነስትዮ ብኢደን ኣፈን ከዲነን ኣብ ዝኾነ ሓሳብ ተዋሒጠን ኣለዋ፡፡ እቲ ዘሕዘነን ወይ ዘሕስበን ዘሎ እንታይ እዩ?

እቲ ዝረአ ዘሎ ዓቢን ክቡብን ቀጠልያ ፍረ ዘርኢ እዩ፤ መሬታዊ ሕብሪን ቁሩብ ልዕል ዝበለ መልክዕን ምስ ምንቅስቓስ ኣብ ቅርጺ ኣለዎ።

ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ ሃይማኖታዊ በዓል የኽብር። ብፍላይ እዚ ፍጻሜ ዓመታዊ በዓል ጥምቀት ወይ በዓለ ዕርገት ማርያም ክኸውን ይኽእል እዩ። ታቦት ኣብ ፍሉይ ሃይማኖታዊ በዓላት ብስርዓት ካህናት ካብ ቤተ መቕደስ ክወጽእ ቀንዲ ዕላማ እንታይ እዩ?

ኣብ በሪ ቤተ ክርስቲያን ዓጢቖም መፅሓፍ ዘንብቡ ኣቦ እኔዉ፡፡ ኣብ ዙርይኦም ድማ ገለ ጠጠው ገለ ኮፍ ኢሎም ዝከታተልዎም ሰባት እኔዉ፡፡ እዚ ኩነታት ደስ ዶ ይብል?

ንስፋልት ንኽልተ ኣብ ዝመቐለ ናይ ኣትክልቲ ቦታ ሳዕሪ ይርአ ኣሎ፡፡ እቲ ሳዕሪ ግን ኣዝዩ ዝኸፍኦ እዩ፡፡ ናይ ክፋኡ ምኽንያት እንታይ እዩ ትብሉ?

ሽርጥ ገይራ ናይ ህዝባዊ ወያነ ሓርነት ተጋድልቲ ክዳን ገይራ ኣላ ። እቲ ኣብ መዓንጥኣ ገይራቶ ዘላ እንታይ ከም ዝብሃል ትፈልጡ ዶ ?

ፃዕዳ ናይ ፀጉሪ ን ከይጠብቅ ዝከላከል ኪዳን ተከዲኑ ፀጉሩ ይስተካከል ኣሎ ። ሓደ ሰብ ፀጉሩ ንክስተካከል ክንደይ ቕርሺ የድልዮ ?

ኣብ ፅርግያታት ዝግበር ሓባሪ ቦታታት ከም ኣፍንጩ በር ኣደባባይ ብኣማርኛን ካልእ ድማ ዮሃንስ ቤተክርስትያን ፣ ፒያሳ ፣ ሽሮ ሜዳ ዝብል ኣሎ እዚ መፅሓፊ እንታይ ይበሃል ?

ሓንቲ ቀያሕ ጓል አንስተይቲ ብጫ ሕብሪ ዘለዎ መዓር ናብ ገፃ ብምግባር አብ ፃዕዳ አቅሓ መዓር ብምቅማጥን ምሸት ምሸት ተጠቀሙ ዝብልን ሚኢቲ ፐርሰንት ዝብልን ብቀይሕን ፃዕዳን ሕብሪ ተፃሒፉ ይርከብ፡፡ እዚ መዓር እንታይ እዩ ጥቅሙ?

ሓደ ቀይሕ ሕብሪ ናይ ላዕሊ ከናቲራን ፀሊም ስረን ዝተከደነ ወዲ ተባዕታየ አብ ሓዊ ዝነደደ ፀሊም መቅሎ ብምስክታት ዝተመታተሩ ስጋ እናጠበሰ አብ ሳዕሪታት ዝበዝሖ ቦታ ይርከብ፡፡ እዚ ወዲ ዝሰርሓ ጥብሲ ምቅርቲ ድያ?

ኣብ ናይ ህንጻ ቦታታት ድሕነት ሰራሕተኛታት ኣዝዩ ኣገዳሲ እዩ። ኣብ ቁመት ክትሰርሕ ከለኻ ናይ ድሕነት መሳርሒታት ዘይምኽዳን ከቢድ ሓደጋታት ከስዕብ ይኽእል ድዩ ትብል?

ኣብዘ ምስሊ እዚ እንሪኦ ዘና ዓይነት ምግቢ በየ ዓይነቱ ምግቢ እዩ። እዚ ምግቢ እዚ ኣብ እዋን ፆም እንጥቀመሉ ዓይነት ምግቢ እዩ።

ኣብ ፕላስቲክ ተዓሺጐም ዝቐረቡ ቅብኣታትን ባዝሊናትን እኔዉ፡፡ እዞም ናይ ቅብኣት ዓይነታት ናይ ፋብሪካ ምህርቲ እዮም፡፡ ነዚኦም ዝትክዕ ናይ ከባቢ ምህርቲ ክህሉ ዶ ይኽእል?

እንጆሪ ዝበሃል ዓይነት ፍረ እኒሆ፡፡ እዚ ድሙቕ ቀይሕ ሕብሪ ዘለዎ እዩ፡፡ ኣነ ነዚ ፍረ ብኣካል ርኢዮ ኣይፈልጥን፡፡ ንስኻትኩም ከ ትፈልጡዎ ዶ?

ብዙሓት ሰባት ብሓባር ተሰብሲቦም ናብ ቤተክርስትያ ቀብሪ ከቀብሩ ይከዱ ኣለዉ ። እቶም ኣወዳት ኩታ ተከዲኖም እተን ደቂ ኣንስትዮ ድማ ነፃላ ደፊኣን ። ንስካትኩም ቀብሪ ቀቢርኩም ትፈልጡ ዶ ?

ኣብዝ ኣርማ ውሽጣ ዘሎ ምስልታት ኣብ ላዕሊ ፃዕዳ ዒፍ ኣላ ሰላም ማለት እዩ ትሕት ኢሉ ሚዛን ኣሎ ፍትሒ ማለት 'ዩ ፡ ኣብ እግሪ ድማ ኮኾብ ኣሎ እንታይ ማለት' ዩ ?

እዚ ቆጽሊ ዘለዎ ዓቢ ኣዝዩ ቀጢን ተኽሊ የርኢ። ኣብ ማእከል ድማ ንኣሽቱ ድሙቓት ቀጠልያ ዕምባባታት ከም ቡቕሊ ኮፍ ኢሎም ይረኣዩ። እዚ ተኽሊ ኣብ ማእከል ቀጠልያ ቆጽሉ ብቅርጺ ልቢ ዕምባባታት ይዕምብብ። ተፈጥሮኣዊ፡ ህዱእ ጽባቐ ዘለዎ ተኽሊ እዩ።

ካብ ተክልታት ሓደ ዝኮነ ሓምሊ ኣድሪ ኣብ ግዜ ክረምቲ ደቂ ሰባት ንምግብነት ዘውዕልዎ ተክሊ እዩ። ሓምሊ ኣድሪ ብጣዕሚ ጥዑም ደቂ ሰባት ዝፈትውዎ እዮ።

ክልተ ፅምዲ እግሪ ናይ ክልተ ወተሃደራዊ ክዳን ዝገበሩ ወይ ከዓ ዝለበሱ ሰባት ኣብ ኣኻውሕን ደረቕን መሬት ደው ኢሎም ይረኣዩ። ንሚዃኑ እዚ ቦታ ኣበይ ክኸውን ይኽእል?

እተን ክልተ ቤትሮታት እታ ሓንቲ ቤትሮ ግዝፍ ዝበለት እታ ሓንቲ ቤትሮ ድማ ንእስ ዝብለ ዓቀን ኣለወን፡፡ ብሳይነሳዊ መዐቀኒ እንትዕቀና ክንደይ ብክንደይ እየን?

ኣብዚ ሕዚ እዋን መንግስታት ንህዝቦም ንምቁፅፃር ካብ ዝጥቀምሎም ነገራት እቲ ሓደ ኣብ ሃገርና ተጀሚሩ ዘሎ ድጅታል መታወቂያ ሓደ እዩ። እዚ ዓይነት ስራሕቲ ሰባት ነፃነቶም እናተገፈፉ ኣብ ዝተላለለዩ ናይ ዕለት ዕለት ስራሕቶም ዕንቅፋት እናፈጠረሎም ይርከብ።

ዝተፈላለዪ ቅርፃ ቅርፅ ዘለዎም መስቀላት ኣብ ሓደ ተኣኪቦም ኣለዉ ። እዞም መስቀላት እንታይ ዕይነት መልእክቲ የምሓላልፉ ዋግኦም ክ ክንደይ ይከውን ?

ኣብ ውሽጢ ቃላይ ቀርኒ ዘይብሉ እንስሳ ይሕምስ ኣሎ ፍርቂ ሰውነቱ ኣብ ማይ እንይከውን ዝተረፈ ድም ይርአ ኣሎ ። ሹም ናይቲ እንስሳ እንታይ ይብሃል ?

እዚ ገዛ ኣንቲካ ዝበሃል ናይ ባህላዊ ምግቢ ኣዳራሽ እዩ፡፡ እዚ ገዛ ብባህላዊ መንገዲ ዝተዳለወ እዩ፡፡ እዚ ገዛ ንምንታይ ዕላማ ዝተጣየሸ እዩ?

ጌሾ ኣብ ከረጢታት ናብ ዕዳጋ ቀሪቡ ይርአ ኣሎ፡፡ ጌሾ ስዋ ንምድላው ዘድሊ ቅመም እዩ፡፡ እዚ ቅመም ካብዚ ወፃኢ ካልእ ንምንታይ ክጠቅም ይኽእል?

ኣግማል ፅዕነት ተሸኪመን መራሒአን ብዝወጠጠን መሰረት ብሓንቲ መስመር ይጓዓዛ ኣለዋ፡፡ እዘን መጓዓዓዝያ ኣብ በረኻ ዘለወን ረብሓ ክንደይ ዝኣክል ምዃኑ ንግምቶ ዶ?

ኣብዚ ዓቢ ግራት ግራት ስርናይ ብብዙሓት ኣብዑር መሊኡ ይረአ ኣሎ፡ ኣብኡ ሳዕሪ ይጓስያ፡ ንድሕሪት ኮፍ ኢሎም ይበልዑ። ሓረስቶት ብድሕሪኦም ደው ኢሎም ይዕዘብዎም ኣለዉ።

ኣብ ዕዳጋ ቅመማ ቅመም ኣብ ክሻ ተዘርጊሑ ይሽየጥ ኣሎ ። ካብ እቶም ቅመማ ቅመም እስኪ ዘርዝሩ ወይ ድማ ግለፁ ?

ዝተፈላለዩ ፍርያት ክንክን ኣካላት ከም ሽቶን ዲዮዶራንትን ኣለዉ። ካብቶም ፍሉያት ዝኾኑ ፍርያት ብጫ "ፎግ" ዝበሃል ዲዮዶራንት ስፕራይ እዩ። እዞም ፍርያት እዚኣቶም ድኳን ብዝመስል ኣሰራርሓ እዮም ዚርኣዩ። ቀንዲ ዕላማኦም እንታይ እዩ?

እሴት ባርና ሬስቶራንት ብቀይሕ ቀለም ዝተቀለመ ኣዝዩ ምዕርጉን ደስ ብሃል ስሓብን ዝኮነ ሬስቶራንት እዩ። ናብዚ ሬስቶራንት ከይድኩም ዶ ትፈልጡ ?

ዝተፈላለዩ ሕብሪ ዘለዎም ናይ ሰውነት ሳሙናን ቅብኣትን ምስ ዋግኦም ተደርዲሮም ኣለዉ ። ጥቅሚ ናይ ሳሙና ኣብ ሰውነትና እንታይ ይመስል ?

ባህላዊ ክዳን ጥልፊን ቁኖን ዝተቆነነት ኣብ እዝና ኩትሻ ኣብ ክሳዳ ድማ መስቀልን ንፍሖን ብወርቂ ዝተሰረሓን ኣብ ኢዳ ድማ በናጅርን ካቲምን ዝገበረት ብጣዕሚ ምልክዕቲ ጓል ኣንስተቲ እያ።

ኣብ 330 ሚሊ ሊትር ፕላስቲክ ጥርሙዝ ተዓሺጉ ኣብ ልዕሊኡ ምስሊ ቆጽሊ ኣውሊዕ ኣለዎ። "ዘይቲ ኣውሊዕ" ዝበሃል ዘይቲ ጸጉሪ ብቐንዱ ንእንታይ ዓይነት ጸጉሪ እዩ ዝውዕል?

ብመግዛእቲ ዝደኸመት በቕሊ ኣብ ፅርጊያ ትርአ ኣላ፡፡ በቕሊ በቲ ድኻመን መጠን ክንክን ኣይግበረለንን፡፡ ሓደ ፍጥረት ብዘይ እኹል ዕረፍትን ምግብን ነዊሕ እዋን ክፀንሕ ይኽእል ድዩ?

መልክዖም ዘይተፈለጡ ወትሃደራዊ መራሕቲ ይጎዕዙ ኣለዉ ። እቲ ሓደ ኣብ ክሳዱ ሸሪጥ እንጠልጢሉ ኣሎ ። እቶም መርሕቲ እንመን ይበሃሉ ?

ኣብዚ ፡ ቀጢን ጸጉሩን ጽቡቕ ስነ-ስርዓት ዋዛን ዘለዎ ሰብኣይ፡ ቀይሕ ሸሚዝ ተኸዲኑ ፍሽኽ እናበለ ይርአ ኣሎ። ገጹ ሕጉስ ኮይኑ ናይ ስእሊ ኣብ ቅድሚት ይርአ።

ኣብዚ ብለይቲ ኣብ ትሕቲ ድኹም መብራህቲ፡ ህዝቢ ናብ ኣፍደገ ሓደ ቤተክርስትያን ገጹ ክውሕዝ ይርአ። ኣብ ቅድሚት ሕብራዊ ብሎኮታትን መብራህትን ተቐሪጾምን ተንጠልጢሎምን ኣለዉ፣ እቲ ህዝቢ ድማ ኣብ ቀጻሊ መስመር ሃይማኖታዊ ሰልፊ ዝኸይድ ይመስል።

ካብ ቀሺ መንፈስ ቅዱስ ዝኮኑ መስቀል ዝሓዙ ወላዲ እቱይ ምስቀል ነታ ህፃን ክሳብ ኣእዛና ሸፊንዋን ትሳለምን ኣላ። ናይ እንታይ እምነት ምግለፂ ይመስለኩም እቱይ መስቀል ?

ብግዳግዳ ተሰሪሑ ገና ኣብ ዘይተወድአ ክፍሊ ተመሃሮ ይመሃሩ ኣለዉ፡፡ እቲ ቁም ነገሩ ደኣምበር ናይ ምቾት ነገርስ ግዚያዊ እዩ፡፡ ንስኹም ከ እንታይ ትብሉ?

ደቂ ኣብስትዮ ትግራይ ንመጋየፅን መመላክዕን ዝጥቀማሉ ናይ እዝኒ ኩትሻ ካብ ወርቂ ዝተሰረሓ እዩ። ኣብ መረዓን ክርስትናን ዓመት ባዓልን ናይ እዝኒ ምግባር ደስ እዩ ዝብል።

ሓደ ኢትዮጵያዊ ኦርቶዶክስ ተዋህዶ መነኮስ ወይ ካህን ኣብ ጥቓ ኣኻውሕ ዝተቖርጹ ኣብያተ ክርስቲያናት ላሊበላ ኢትዮጵያ ኣብ ዝርከብ በዓቲ ይጽሊ። እቲ ሰብኣይ ባህላዊ ብጫ ክዳን ተኸዲኑን ናይ ጸሎት ምልክትዶ ይኸውን?

እዚ ጻዕዳ ክዳን ዝተሸፈኑ ሰባት ኣብ ሓደ ቤተክርስትያን ብሓባር ደው ክብሉ ይረኣዩ፤ እቲ ከባቢ ብብርሃን ዕጹው ገዛ ድሕሪኡ ድማ ብኽፉት ማዕጾ ይበርህ እዩ።

ኣብ ጎደና ዕዳጋ ብዙሓት ሰባት ኣብ መሬት ተዘርጊሖም ኣቑሑት ክሸጡን ክገዝኡን ይረኣዩ። ኣብ ቅድሚት ኣብ ጥቓኦም ተዘርጊሖም ኣሕምልቲ ኣለዉ፤ ኣብ ታሕቲ ቀጠልያ ቆጽሊ፡ ድንሽ፡ ካሮትን ካልእ ኣሕምልትን እዮም። ኣብ ስእሊ ዝተርኣዩ ኣሕምልቲ እንታይ እዮም?

ንኣስፋልት ንኽልተ ኣብ ዝመቕል ንኣትክልቲ ተባሂሉ ዝተዳለወ ቦታ ዘየድሊ ነገር ቦቒልዎ ኣሎ፡፡ ነዚ ሕመቕ ተኸታቲሉ ዘውግድ ኣካል ምጥያሽ ኣገዳሲ ዶ ይኸውን?

ዘብረቕርቕ ሽፋን ዘለዎም ከረሜላታት እኔዉ፡፡ መብዛሕትኡ ግዜ ከረሜላታት ዘብረቕርቕ ሕብሪ ብዘለዎ መሸፈኒ እዮም ዝመፁ፡፡ እዚ ዝኾነሉ ምኽንያት ካብ ምንታይ ዝነቅል እዩ?

ብዙሓት ሰባት ጣፍ ይዕፅዱ ኣለዉ ካብቶም ዝዓፅዱ ዘለዉ ሓደ ሰብ ቀይሕ ቆቢዕ ገይሩ ኣሎ ። ጣፍ ተዘሪኡ ክሳብ ዝዕፀድ ክንደይ ወርሒ ይወስድ ?

ሓደ መንእሰይ ኣውርስ እናበለ እታ ሰበይቲ ድማ ነፀላ ተከዲና እናሓበጠት እናዘለለ ይርኣዩ ። ፀወታ ኣውርስ ኣበይ ከባቢ ትግራይ ይርከብ ?

ሰባት ኣብ ዙርያ ዑና ገዛ ኮፍ ኢሎም ይርአዩ ኣለዊ፡፡ እዞም ሰባት ኣብ ፀገም ዘለዉ እዮም ዝመስሉ፡፡ ተሓፀብቲ ማይፀሎት ዶ ይኾኑ?

ካብ ዕንጨይቲ ተፈሊፊሉ ዝስራሕ ኮይኑ ፈለስትን ዓበይቲ ወለዲና ዝሕዞኦ እየን ናይ እምነት ክርስትና ተከተልቲ ዝኮነ እየን። እንታይ ይብሃል ሽሙ ?

ኣብ መስኖ ወይ ድማ ኣብ ጎማ ንተክል ኢና ።ቆስጣ ንምግብነት ካብ ዝውዕል ኣሕምልቲ ሓደ እዩ ። ቆስጣ ንሰውነትና ጠቃሚ እዩ ። ቆስጣ በሊዕኩም ትፈልጡ ዶ ?

ናይ ሳፋሪኮም ቅድሚያ ንደቂ ኣንስትዮ ዝብል 5 ኪሎ ሜትር ጉያ ተወዲኡ ።ሰለስተ ደቂ ኣንስትዮ ካብ ቀዳማይ ክሳብ ሳልሳይ ዝወፃ ተሸሊመን ።ጎይኩም ዶ ትፈልጡ?